አዚ ምስሊ አዚ ተክሊ አንትከዉን ከምዚ አንሪኦ ዘለና አዚ ተክሊ ከኣ ፉሉይ ሽሙ ስየ አንዳተብሃለ ይጽዋዕ አዚ ተክሊ አዚ ከተማታት ኣብ ምዉቃብን ኣብ ምጽባቅን ዓብዩ ግደ ዘለዎ ተኽሊ አዩ።

እዚ ኣብዚ ምስሊ እንርእዮ ዘለና ዝተፈላለዩ ዓይነት ምግቢ ዝተዘጋጀወ ትኸውን ከምዚ ኣብዚ ምስሊ ንሪኢ ኣለና እንጀራ ደረቅ ቅጫ ከምኡውን ዝተፈላለዩ ዓይነት ጸብሕታት ሓደ ይረአዩ።

እዚ ኣብዚ ምስሊ እዚ ንምልከቶ ዘለና ሃይማኖታዊ ናይ መጋየጺ ማዕተብ እንትከውን እዚ ከኣ ኣብ ውሽጡ ድርሳን ዝሓዘ ከምኡ ውን ብ ጸሊም ክሪ ጌርካ ኣብ ማዕተብካ ዝእሰር ሃይማኖታዊ መጋየጺ ናይ ክሳድ እዩ።

እዚ እንሪኦ ምስሊ እዋናዊ ፖለቲካዊ ትግራይ ንምብርህራህ ብዛራ ሚድያ ዝመሓላለፍ ዘሎ ኣብ ጀነራል መዲድ ኣተኪሩ ዝተለጠፈ ምስሊ እዩ።

እዚ ኣብዚ ምስሊ እዚ ንምልከቶ ዘለና ዝተፈላለዩ ንመርዓት ዝወሃቡ መጋየጽታት ኮይኖም ካብዞም መጋየጽታት ካብዞም መጋየጽታት እዚኦም ከኣ መብዛሕትኦም ናይ ክሳድ፣ ናይ ማዕተብ፣ ናይ እዝኒ፣ ናይ ርእሲ፣ ናይ ግምባር ኮይኖም ከም እኒ ቀለበት፣ ጎዋግብ፣ ኩትሻ ፣ስቋር ይርክርብዎም።

እዙዬ እንሪኦ ዘለና ምስሊ እዚ ናይ ቤት ትምህርቲ ምስሊ እንትኾውን ኸምቲ ኣብ ምስሊ እንሪኦ ዘለና ኸዓኒ ህፆውንቲ ንዐዖም ተባሂሉ ዝተዘጋጀዎሎሞ መሞሀሪ ሓገዝ እናተመልከቱ የርኢ።

እዚ ኣብ እዚ ምስሊ እዚ እንሪኦ ዘለና ሓደ ካብ ውፅኢት ስራሕቲ ዕንጨይቲ ዝኮነ ናይ ገዛ ንብረት እንትከውን ብፍሉ ይመፀዊዒ ሽሙ ድማ ሞጎእ ወይ ድማ መቆጢ ይባሃል፡፡ እዚ ዓይነት መሳሪሒ አዴታት ቡና ዝተፈላለዩ ዓይነት ዝውቀጡ ነገራት ከዓ መውቆጢ ይጥቀማሉ፡፡

እዚ ኣብዚ ምስሊ እዚ እንምልከቶ ዘለና ሓደ ሓረስታይ ዝተወሃቦ መሬት ብኣግበባቡ እናሓረሰ እናኣልመዐን ዘርኢ ምስሊ እዩ፡፡

እዚ ኣብዚ ምስሊ እንምልከቶ ዘለና ታሪካዊን ሃይማኖታዊን ትሕዝቶ ዘለዎ ናይ ክርስቶስ ምስሊ ኣብ ቤተ ክርስትያን ተንጠልጢሉ ዝረአ እንትከውን እዚ ምስሊ ድማኒ መእመናን ናይ ሃይማኖቶም ግቡእ ርዲአት ንክህልዎምን ከምኡ እውን ሃወፅትን ቱሪስትን ከኣኒ ብዛዕባ እቲ እምነት እኩል ዝኮነ ግንዛቤ ሒዞም ንክከዱ መንፈሶም ከሕድሱ ከኣ ይጠቅም፡፡

እዚ እንሪኦ ዘለና ምስሊ እዙይ ናይ መዝናነይ ቦታ ዘርኢ እንትከውን ከምቲ ኣብዚ ምስሊ እንሪኦ ዘለና ከዓ ኣብ በረካ ብቸንዳ ዝተተከለ መዝናነይ ኮይኑ ኣብ ውሽጡ ከዓ ዝተፈላለዩ ናውቲታት እኒአውዎ፡፡ ንኣብነት ከም እኒ ወንበር፣ ጠረጴዛ

እዚ አብ ምስሊ እዚ እንሪኦ ዘለና ሓደ ኻብቶም ኣብ ዝተፈላለዩ ቦታታት ማለት እውን ኣብ ከተማን ኣብ ገጠርን ይኹን እናቦቖለ ንምግብነት ክውዕል ዝኽእል ፍሪኡ ብፍላይ ከኣ ንምግብነት ክውዕል እና ከገልግል ዝኽእል ተኽሊ እንትኸውን ብፉሉይ መፀዊዕኡ ከኣኒ ዓዂ እናተባህለ ይፍለጥ፡፡

እዚ ኣብዚ ምስሊዚ ንምልከታ ዘለና ሓደ ካብ ናይ በረኻ ናይ ኣዕዋፍ ዓሌት እንስሳ ዝኾነት ንእሽተን ዒፍ እንትኾን ፍሉይ መፀውዒ ሽማ ኸኣኒ ጭሩቕ እናተብሃለት ትፍለጥ እዛ ዑፍ እዚኣ መብዛሕትኡ ጊዜ ንጉሆ ንጉሆ ብተውፅኦም ጥዑም ድምፅታት ተፈታዊት እያ።

እዚ ኣብዚ ምስሊ እዚ ንምልከቶ ዘለና ኣርማ እንትኾን እዚ ኣርማ እዚ ድማ ሓደ ካብቶም ኣብ ትግራይ ዝርከቡ ዓበይቲ ቀዳማይ ወለዶ ዩኒቨርሲቲታት ዝኾነ ናይ መቐለ ዩኒቨርሲቲ ኣርማ እዩ፡፡ ከምዝፍለጥ መቐለ ዩኒቨርሲቲ ብዕብየቱ ካብቶም ኣብ ትግራይ ዘለዉ ዩኒቨርሲቲ እቲ ዝዓበየ እዩ፡፡

እዚ ኣብዚ ምስሊ እዚ እንምልከቶ ዘለና ጨነኣዳም ዝተባሃለ ዓይነት ተኽሊ እንትከውን እዚ ተኽሊ እውን ንባህላዊ መድሓኒትነት ዝውዕል ኣዝዩ ጥዑም ዝኾነ ጨና ዘለዎ ተኽሊ እዩ፡፡

እዚ ኣብዚ ምስሊ እዚ ንምልከቶ ዘለና ካብ ናይ መመላክዕን መጋየፂን ኣቁሑታት ኮይኑ እዚ ከዓኒ ኦሊቫ ዘይቲ ይባሃል ። እዚ ዘይቲ እዚ ካብ ናይ ኣውልዕ ተክሊ ዝስራሕ ንፀጉሪ ዝጠቅም ቅባኣት እዩ። እዚ ቅባኣት እዚ ፀጉሪ ንክላሳለስን ኣብ ምችው ኩነታት ንክህሉ ከዓ ይገብር።

እዚ ኣብዚ ምስሊ እዚ እንምልከቶ ዘለና ዓይነት ሞያ ሕጊ ኣኽባሪ ወይ ከዓኒ ፖሊስ እንትኾን ከምዚ ኣብዚ ምስሊ እዚ ንሪኦ ዘለና ከዓኒ ሓይልታት ናይ ፖሊስ ብሓደ ኾይኖም ሰልፊ ምርኢት እናርአዩን እናቕረቡን ይርአዩ ኣለዉ፡፡

እዚ ኣብዚ ምስሊ እዚ እንምልከቶ ዘለና ንናይ ምግብን ናይ መስተን መተዓዳደግን መሸያጥን ኮይኑ ከምዚ ኣብዚ ምስሊ ንሪኦ ዘለና ከኣኒ ዝተፈላለዩ ባህላዊ ቤት ምግብታት ለስላሳ እና ምግቢ ንምሻጥ ኸፊቶም እኒአዉ።

እዚ ኣብ ምስሊ እዚ ንምልከቶ ዘለና ዝተፈላለዩ መጋየፅን መመላክዕን ናውትታት ኮይኖም እዚኣቶም ከዓ ንፀጉሪ ናይ ሰውነት ልስላሴ ጨጉራና ብዘይኣግባብ መንገዲ ንከይረግፈ ዝሕግዙ ናውትታት እዮም፡፡

እዚ አብዚ ምስሊ እዚ ንምልክቶ ዘለና ሓደ ካብ ዓይነታት ዝራእቲ ሕርሻ ኮይኑ እዚ ከአኒ ገና አብ ልሙዕ እና አብ ሙችው ኩነታት ዝርከብ ናይ ዳጉሻ ዘሪኢ የርኢ፡፡

እዚ ኣብዚ ምስሊ እዚ ንምልከቶ ዘለና ናይ ሓደ ማሕበረሰብ ዝኮኑ ኣባላት ብናይ ትግርኛ ሙዚቃ ማለት ብናይ ንጉሰ ኣባዲ ደርፊ ኣብ መድረክ እናሳዕስዑ ብመልክዕ ኩዳ ናይ ትግርኛ እናሳዕስዑ ይርኣዩ ።

እዚ ኣብዚ ምስሊ እንሪኦ ዘለና ዝተፈላለዩ መሰረታዊ ግልጋሎት ወሃብቲ ዝኾኑ ናዉትታት እንትኾኑ ከም ንኣብነት ክዓኒ ዓረብያ ዓረብያ ማለት እዉን ነገራት ወይ ከዓ ኣቑሑታት ብቐሊሉ ወይም ብንእሽትለይ ጉልበት ካብ ቦታ ናብ ቦታ ንምንቅስቓስ ተገልግል እያ።

እዚ አብ ምስሊ እዚ እንምልከቶ ዘለና ናይ ፋሽን ናይ አልባሳት ዘሪኢ ምርኢት እንትኸውን ከምቲ እዚ ምስሊ ዘርእየና ድማ ሓደ ወድን ሓቲ ጓልን ብአዝዩ ብናይ ውቅብ ዝኾነ ኢደ ጥበባት ስራሓት ብዝዓረፎ አልባሳት መዕሪጎም የርእይ ፡፡

እዚ ኣብዚ ምስሊ እዙይ እንምልከቶ ዘለና ሓደ ኣቦ ኣብ ዝዘረእዎ ናይ ሕርሻ ዝራእቲ ኮይኖም ንጋዜጠኛታት ብዛዕባ ዝራእቶም መብራህርሂ እናሃቡ የርኢ ።

እዚ ኣብዚ ምስሊ ንምልከቶ ዘለና ኣብ ስፖርማርኬት ንመሸጣ ዝተዳለው ዝተፈላለዩ ዓይነት ናይ ፀጉሪ ቅባኣታት ናይ ሰውነት መለስለስቲ ቅብኣታት ይረኣዩ።

እዚ ምስሊ እዚ ንግልጋሎት መጎዓዝያ ዝህባ ተሽከርከርቲ መካይኒ ዘርኢ እንትከውን ከመዚ አብዚ ምስሊ እነሪኤን ዘለና ከአኒ እዘን መኻይኑ ከአ ንናይዘይመንግስታዊ ትካል ናይ ንኢንትርናሽናል ሜዲካል ኮርች ዝበሃሉ ዘገልግላ እየን፡፡

እዙይ ኣብ ምስሊ እንምልከቶ ዘለና ሓደ ካብ ባህላዊ መጋየፅታት ካይኑ መብዛሕትኡ ግዜ ደቂ ኣንስትዮ ንምግያፅ ዝጥቀማሉ ናይ ኢድ መጋየፂ ካይኑ ፍሉይ ሽሙ ድማ ሒና እናተባህለ ይፍለጥ።

ከምዚ ኣብዚ ምስሊ እዚ እንሪኦ ዘለና ሓደ ወዲ ባንዴራ ሒዙ ኣብ ብባንዴራ ትግራይ ዘግየፀ ፈረስ ኮይኑ ንፖለቲካዊ ምንቅስቃስ ትግራይ ዝድግፍ ሰልፊ እናወፀ እዩ፡፡

እዚ ኣብዚ ምስሊ እዚ እንምልከቶ ዘለና ዓይነት እንስሳ ሓደ ካብ ናይ ገዛ እና ናይ በረኻ እንስሳ ክኾን ዝኽእል ፓሮት እናተብሃለ ዝፅዋዕ እንትኾን ከም ዝፍለጥ እዚ ዓይነት እንስሳ እዚ ከዓኒ ብቀልጢፉ ቛንቛ ክለምድ ዝክእል እዩ፡፡

እዚ ኣብዚ ምስሊ እዚ ንከተተሎ ዘለና ዝተፈላለዩ ናይ ገዛ ኣቁሑት ዘርኢ ምስሊ እንትከዉን ከም ንኣብነት ብራድ ናይ ሻሂ መፍልሒ ጀበና ናይ ቡና መፍልሒ ከምኡ እዉን ፈርኔሎ የርኢ።

እዚ ኣብ ምስሊ እንሪኦ ዘለና ሓደ ካብቶም ኣብ ኣክሱም ዝርከቡ ፍሉጣት ዓለም ለካዊ ሆቴላት ኮይኑ ዓለም ለካዊ ሆቴል ያሬድ ዜማ ይባሃል፡፡ ዝርከበሉ ፉሉይ ቦታ ከኣ ኣብ ከተማ ኣክሱም ፊት ንፊት ሮምሃ ሆቴል እዩ፡፡

እዚ ኣብ ምስሊ ንምልከታ ዘለና ሓንቲ ንእሽቶን እንስሳ ኮይና እዛ እንስሳ እዚኣ መፅዊዒዓ ኣንጭዋ ትባሃል ።ከም ዝፍለጥ እዛ እንስሳ እዚኣ ኣብ ገዛና በረካን እትርከብ እንትኸውን እዛ እንስሳ እዚኣ ካዓኒ ብንእሽተይነታ እያ ትፍለጥ።

እዚ ኣብዚ ምስሊ እዚ እንምልከቶ ዘለና ሓደ ካብቶም ምስ ሰብ ብዘለዎም ልዑል ተቐራራብነት አዕርዮም ለማዳታት ዝኾኑ ናይ ቤት እንስሳ ዝኾነ ከልቢ ዘርኢ እንትኾን ከምዚ ኣብዚ ምስሊ ንሪኦ ዘለና ከዓ ኣዝዪ ንኡሽትለይ ኩርኩር ከልቢ እዩ፡፡

እዚ ኣብዚ ምስሊ እዚ ንምልከቶ ዘለና ዝተፈላለዩ ጎኒ ንጎኒ ብሓደ ዝርከቡ ሆቴላትን ካፌታት ዘርኢ እንትከዉን ከምዚ ኣብዚ ምስሊ ንሪኦ ዘለና ከዓኒ ዝተፈላለዩ ቤት ብልዕን መስተን እና ሆተል እኒኤው። ንኣብነት ከምኒ ዘመን ሆተል፣ ኣክሱም ካፌ ዝበሃሉ ማለት እዩ።

እዚ ኣብዚ ምስሊ እዚ ንምልከቶ ዘለና ሓደ ካብ ስፖርታዊ ጨወታታት ብሽክሌት እንትኸዉን እዚ ፅወታ እዚ ከዓኒ ብብዙሓት ሰባት ተበሃጋይን ተመራፃይን ዓይነት ፀወታ እዩ ከምዚ ኣብዚ ምስሊ እዚ ንሪኦ ዘለና ኸዓ ዝተፈላለየ ኣርማ ዘለዎ ክዳን ዝተከደኑ ናይ ዝተፈላለዩ ጉጅለታት ተወዳዳርቲ ሳይክል እናተወዳደሩ የርኢ።

እዙይ ኣብዚ ምስሊ እንምልከቶ ዘለና ባንዴራ መፍለይ ዝሓዘ ኮይኑ እዙይ ባንዴራ እዙይ ከኣ ና ይ ዩኒሴፍ ባንዴራ እንትከውን ከምዝፍልጥ ዩኒሴፍ ትካል ገባሪ ሰናይ ናይ ህፃናት መብትና መሰል ተጣባቂ ዝኮነ ትካል እዩ።

እዚ ኣብዚ ምስሊ እዚ ንሪኦ ዘለና ናይ ሓደ ሕጊ ኣኽባሪ ወይካኣኒ ብኸባብያዊ ሽሞም ምልሻ እንዳተባህሉ ዝፅዋዑ እንትኸውን እዞም ሰባት እዚኦም ከኣኒ ናይ ከባቢ ሰላምን ፀጥታን ምስ ህዝቢ ብምትሕብባር ውሕስ ዝገብሩ እዮም፡፡

እዚ እንሪኦ ዘለና ዓይነት ምስሊ ናይ ሙዚቃ ምርኢት ዘርኢ እንትኮውን ከምዚ አብዚ ምስሊ ዝረእ ዘሎ አብ ትግራይ ብዝርከብ ሓደ ብሔረሰብ ማለት እውን ብብሄረሰብ ኢሮብ እናሳዕሱዑን እናተላህዩን የርኢ፡፡

እዚ ኣብዚ ምስሊ እንምልከቶ ዘለና ስነ-ጥበባዊ ሰሎሙን ሃይለ ይባሃል፡፡ ከምዝፍለጥ ሰሎሙን ሃይለ ብብርክት ብዝበሉ ጣዕመ ዜማታት ኣብ ልቢ ሰማዕቲ ብቐሊሉ ክኣቱ ዝኽኣለ ድምፃዊ እዩ፡፡

እዚ ኣብ ምስሊ እዚ እንሪኦ ዘለና ሕጊ ኣኽባሪ ናይ ሓደ መንግስታዊ ትካል እንትኸውን ከምዚ እንሪኦ ዘለና እዚ ሕጊ ኣኽባሪ ኸኣኒ ደንቢ ልብሲ ናይ ወታደር ናይ ላዕሊ ገይሩ ከምኡ ውን መሳርሒኡ ተዓጢቑ ፀጥትኡ እናሓለወ የርኢ፡፡

እዚ ኣብዚ ምስሊ እዚ ንሪኦ ዘለና ዝተፈላለዩ ኣብ ሱፐር ማርኬት ንዓማዊል ተቐሪቦም ዝርአዩ ዝተፈላለዩ ናይ ንፅህና መሓለውቲ ነገራት እዮም፡፡ ንኣብነት ሶፍቲ፣ ናይ ደቂ ኣንስትዮ ናይ ንፅህና መሓለዊ ሞዴስ ይረአዩ፡፡

እዚ ምስሊ እዚ ሓንቲ ብባህላዊ ክዳን እና ብባህላዊ ኣልባሳት ተቆኒና ብባህላዊ መግየፂ ዘግየፀትሓንቲ ወሓለ ሰበይቲ ዝዉክላ እንትኮን ከምዛ እብ ዚ ምስሊ እዙይ ንሪኦ ዘለና ከዓኒ ሜስ ሒዛ ባህሊ ዓዳ ኣብ መሬት እናቅረበት እያ ፡፡

እዚ እንርእዮ ዘለና ምስሊ እዚ ዝተፈላለዩ ናይ ገዛ መንበሪ ኣቁሑት ዝኾኑ ዝሽየትሉ ቦታ እንትኸውን ከምቲ ኣብዚ ምስሊ እንርእዮ ዘለና ድማ ማለትእውን ከም እን ጥስቲ መንፊት መንከሽከሽ ፈርኔሎ ጀበና እና እታን መጨሲ ይረአዩ።

እዚ ኣብዚ ምስሊ እዚ እንምልከቶ ዘለና ብተፈጥሩኡ ጎቦ ወይከዓ ጫካማ ናይ ዝኾነ ስነ-ምድሪ ዘርኢ እንትኸውን ከምዚ ኣብዚ ምስሊ እዚ ንሪኦ ዘለና ኸዓ ዝተፈላለዩ ዓይነት ብመጠንን ብዓይነትን ተፈላለዩ ኣትክልቲ ዘለዎ ከምኡ ውን ተመሳቐለ ቅርፂ ምድሪ ዘለዎና ዝተፈላለየ ዓይነት ኣእማን ዝኒኤውዎ እዩ፡፡

እዚ ኣብዚ ምስሊ እንርእዮ ዘለና ሓደ ካብቶም ናይ ኣፍሪካ ፍሉጣት ናይ ቱሪዝምን ናይ ቅርሲ መስሕብ ዝኾኑ ናይ ኣክሱም ሓውልቲ የርኢ :: እዞም ሓወልቲ እዚኦም ካዓ ካብ ሓደ እምኒ ተወቂሮም ተሰርሑ በምኳኖም ኣዚዩ መሳጢ ከኣ ይገብሮም::

እዚ ኣብዚ ምስሊ እዚ እንምልከቶ ዘለና ኣካል ናይ ሓደ ስድራ ናይ ማሕበረ ሰብ ዝኮና ኣዋልድ ብባህለን መሰረት ወቂበን እና ማዕሪገን ዝተፈላለየ ዓይነት ቁኖ ተቆኒነን ፎቶ እንዳተላዓላ ዘርኢ ምስሊ እዩ፡፡

እዚ ኣብ ምስሊ እንርእዮ ዘለና ዝተፈላለዩ ካብ ናይ ግራናይት እምኒ ብኢድ ብቻ ተፈልፊሎም ዝተሰርሑ ማዕተብ ከሙኡ ዉን ናይ ሓወልቲ ቅርጺ ዘለዎም ኮይኖም እዚኦም ከዓ ንመትሐዚ ቁልፊ ኣብ ክሳድ ንምምልካዕ ዝሽይጡ ንመስሕብ ቱሪስታት ዝሽየጡ እዮም።

እዚ ኣብዚ ምስሊ ንሪኦ ዘለና ናይ ኣልጀዚራ ማዕከን ዜና ዜና እናቐረበ እንትኸውን ከምቲ ኣብዚ ምስሊ ንሪኦ ዘለና ድማ ሓንቲ ካብ ጋዜጠኛታት ኣልጀዚራ ፀብፃብ እናቐረበት ብ ላይቭ የርኢ።

እዚ ኣብዚ ምስሊ እንምልከቶ ዘለና ናይ ፀጉሪ ቅዲ እንትከውን ባህላዊ ኣፀዋውዓ ብባሕላዊ መፀዊዒኡ ኣልዋሶ እንዳተባሃለ ይፍለጥ። መብዛሕቱኡ ግዜ ኣብ ክብረ ባዓላት ደቂ ኣንስትዮ ዝቁነነኦ እዩ።

እዚ ኣብዚ ምስሊ ንሪኦ ዘለና ዝተፈላለዩ ናይ ገዛ መነባብሮ ንምምራሕ ዝጠቕሙ ናውቲ ዘርኢ ምስሊ እንትኸውን ካብ ሓፂን ተሰርሑ እና ኣብ እንዳ ሓፂን ዝሽየጡ ናውቲ ከዓ እዮም፡፡ ከም ኣብነት ከዓ ጥስቲ፣ መቑሎ፣ እና ተንቀሳቓሲ መጎጎ ከምኡውን ባዴላ ከዓ ንርኢ ኣለና፡፡

እዚ ኣብዚ ምስሊ እዚ ንምልከቶ ዘለና ሓደ ካብ መጋየፅን መመላክዕን ናይ ደቂ ሰባት ዝኾነ ንጨጉርና ካብ ምቁርራፅን ካብ ምርጋፍን ወይ ከዓ ኣግባቡ ዘይሓለወ ምርጋፍን ዝከላኸል ናይ ውፅኢት ምምልኻዕ ክሬም ወይ ከዓ ቅብኣት ነገር እዩ፡፡ ሽሙ ከዓ ኮስሞ ፀረ ናይ ምውዳቕ ጨጉሪ ይበሃል፡፡

እዚ ኣብዚ ምስሊ እንሪኦ ዘለና ኣብ ሓደ ማ/ሰብ መርዓውን መርዓትን ብኣዕሩኽ ተሰኒዮም ከምኡውን ብእንዳሓማት ብመኸምቢያ እንዳተዓጀቡ እንዳሳዕስዑ ዘርኢ ምስሊ እዩ፡፡

እዚ ኣብ ምስሊ እዚ ንሪኦ ዘለና ካብ ጥዑም መኣዛዊ መቐረት ዘለዎ ዓይነት ምግቢ ኾይኑ ሽሙ ከዓኒ ፍሉይ ሽሙ ዶናት ይበሃል፡፡ እዚ ዓይነት ምግቢ ዓይነት እዚ ከዓኒ ብክሬም ዝተቐብአ ንኽትበልዖ ኣዝዩ ዝምስጥን ዝማርኽን ዓይነት ምግቢ እዩ፡፡

እዚ ኣብዚ ምስሊ እዚ እንምልከቶ ዘለና ሓደ ካብ ውፅኢት ናይ ኣትክልትን ኣሕምልትን ዝኾነ ከምኡ እውን ኣብ መብዛሕትኡ ዓይነት ፀብሕታት ክኣቱ ዝክእል ሽጉርቲ ዘርኢ ምስሊ እዩ፡፡ እዚ ምስሊ እዚ ከምዘርእየና ዘሎ ከዓ ኣብ ዕዳጋ ዝቀረበ ሽጉርቲ የርእየና፡፡

እዚ ኣብዚ ምስሊ እዚ ንሪኦ ዘለና ወረቐት እንትኾን እዚ ወረቐት እዚ ተገልጋላይ ብኣገልግሎት ናይ ሓደ ትካል ረኺዑ ዶ ኣይረኽዐን ክመሓየሽ ዘለዎ እንደገና ብኡኡ እውን ክቕፅል ዘለዎ ፅቡቕ ነገራት ዝመልአሉ ናይ ወረቐት ስብስብ ወይ ከዓኒ መፅሄት ነገር እዩ፡፡

እዚ እንርእዮ ዘለና ምስሊ ናይ አቁሑት መሻያየጢን መለዋወጢን ሱፐር ማርኬት እንትኾን ከምቲ አብቲ ምስሊ እንርእዮ ዘለና ደሞ ናይ ክዳውንቲ ሽንቲ መቀየሪ ደይፐር ይረአ::

እዚ ኣብዚ ምስሊ እዚ እንምልከቶ ዘለና ናይ ሃይማኖታዊ ትሕዝቶ ዘለዎ ምስሊ እንትከዉን ከምዚእንርእዮ ዘለና ሓደ ኣካል ሕብረተሰብ ዝኮነ ኣቦ ኣብ ዉሽጢ ቤቴ ክርስትያን ኣትዩ ኣብ ቅድሚ ስእለ ኣድሕኖ ናይ ቅድሳን እናሰገደን እናጽለየን የርኢ።

እዚ ኣብዚ ምስሊ እዚ እንምልከቶም ዘለና ናይ ዝተፈላለዩ ናይ ማዕተብ ሃይማኖታዊ ትሕዝቶ ዘለዎም ናይ ማዕተብ መጋየፅታት እዮም ።እዞም ንሪኦም ዘለና ከዓ ካብ ዉጽኢት ናይ ፅርበት ናይ ዕንጨቲ ኮይኖም ዝተፈላለየ ዓይነት ቅርፅን ስሓባይነትን ከዓ እኒአዎም ።

እዚ ኣብዚ ምስሊ እዚ ንምልከቶ ዘለና ዓይነት ናይ ሕርሻ ዘራእቲ እንትኸዉን እዚ ከዓ እዚ ተኽሊ እዚ ከዓ ኣፕል ወይ ከኣኒ ቱፋሕ እናተብሃለ ይፍለጥ። ከምዝፍለጥ እዚ ዓይነት ፍረምረ እዚ ንጥዕና ካብቶም ብሕክምና ሰብ ሞያ ተመዓድቲ ዝኾኑ ዓይነት ፍረምረ እዩ።

እዚ አብዚ ምስሊ ንምልከቶ ዘለና ናይ መጋየፂ መሳርሒ መነፀር ይበሃል። መነፀር ብትእዛዝ ሓኪም ወይ ብዓርሰ ብፍቃድካ እውን ክትገብሮ ዝኸአል እኳ እንተኾነ መብዛሕትኡ ግዘ ግን ንዓይኒ ናይ ርሕቀት ናይ ሕክምና ብትእዛዝ ሓኻይም ይወሃበ።

እዚ እንሪኦ ዘለና ምስሊ ብባህላዊ መንገዲ ዝተሰርሐ መንበሪ ናይ ገዛ እንትኮን ከምዚ ኣብ ምስሊ እንሪኦ ዘለና ከዓ ብሳዕሪን ብቃንጫን ተጠቂሞም ዝሰርሕዎ ኣብ ገጠር ዝርከብ መንበሪ ገዛ እዩ፡፡

እዙይ ኣብ እዙይ ምስሊ እንምልከቶ ዘለና ናይ ትርጉም መፅሓፍ ኮይኑ። እዙይ መፅሓፍ እዙይ ብዶ/ር ደቨድ ሽበርቶ ዝተፅሓፈ ዝነበረ ከምኡ ከዓ ብሚካኤለ ዮሃንስ ዝተተርጎመ ምንጪ ዓበይቲ ሓሳባት መፅሓፍ ናይ ትግርኛ እዩ።

እዚ ኣብዚ ምስሊ እዙይ ንምልከቶ ዘለና ሓደ ካብ ናይ ቤት ልሙዳት እንስሳ ዝኾነ ከልቢ እንትኸውን ከምዝፍለጥ ከልቢ ምስ ደቂ ሰባት ብፅቡቕ ተቐራሪቡ ናይ ምንባር ተኽእሎ ዘለዎን እሙን ንደቂ ሰባት ካብ ዝበሃሉ እንስሳታት እቲ ብቸኛ እና እንኮ ምዃኑ ይፍለጥ።

እዚ ኣብዚ ምስሊ ንሪኦ ዘለና ዝተፈላለያ ዘበናዊ ናይ ሕርሻ መሳርሕታት ማለት ውን ትራክተር ይረአያ፡፡ ትራክተር ካብ ባህላዊ ሕርሻ ንላዕሊ ኣብ ሓፂር ሰዓትን ብሓፂር ጉልበት ቡዙሕ ከስልጣ ዝኽእላ ዘበናዊ ናይ ሕርሻ መሳርሒ እየን፡፡

እዚ ኣብዚ ምስሊ እዚ እንሪኦ ዘለና ዓይነት ናይ መንበሪ ገዛ ኮይኑ እዚ መንበሪ ገዛ እዚ ክዓኒ ኣብ መብዛሕቲኡ ገጠራማ ከባብታት ዝዉቱር ዝኾነ ኣሰራርሓ ናይ ገዛ እዩ። እዚ ኣሰራርሓ እዚ ክዓኒ ካብ ሳዕሪ ጌርካ ዝስራሕ ጎጆ እንትኸዉን እዚ ክዓኒ ኣዝዩ ኣብ መብዛሕቲኡ ከባብታት ገጠር ተፈላጣይ እዩ።

እዚ ኣብዚ ምስሊ እንምልከቶ ዘለና ውፅኢት ናይ ዕንጨይቲ ዝኾነ ናይ ገዛ ናይ ዓራት ንብረት እንትኸውን ከምዚ እንሪኦ ዘለና ኸኣ ድማ ብጣውላ ሙሉእ ብሙሉእ ካብ ጣውላ ዝተሰርሐ መዝቡል ዓራት እዩ፡፡

እዚ ኣብዚ ምስሊ እዚ ንምልከቶ ዘለና ኣብ ሱፐር ማርኬት ንመሸጣ ዝቐረበ ደቂ ኣንስትዮ ንመጋየፅን ንመመላክዕን ዝጥቀማሉ ከምኡውን ከንፈረን ውቁብ ኮይኑ ንኽርአየለን ዝጥቀማሉ ናይ ከንፈር ብፍሉይ ሽሙ ከዓ ሊፒስቲክ እናተባህለ ይፅዋዕ፡፡

እዚ አብዚ ምስሊ እዚ ንምልከቶ ዘለና ዓይነት ምገቢ ቅጫ ሌጣ እናተባህለ ዝፍለጥ እንትከውን ካብ ስርናይ ተሰሪሑ ከይቦክዕ ከሎ እቲ ሕሩጭ ብእዋኑ መጀመሪያ ብትኩስ ይስንከት እሞኒይ መብዛሕቲኡ ግዜ ከዓኒ ንፍርፍር ዝጠቅም ፅቡቅ ናይ ገዛ ምግቢ እዩ፡፡

እዚ ኣብዚ ምስሊ ንምልከቶ ዘለና ሓደ ህፃን ሓደ ካብቶም ንምብልዖም ጥዑማትን ሳሓብትን ዝኮኑ ምግብታት ማለት ውን ሞኮሮኒ ብስልሲ እናበለዓ ዘርኢ ምስሊ እዩ። ካብቲ ኣብኡ ንርኦ ዘለና ድማ እቲ ምግቢ ዝተፈላለዩ ዓይነት ቅመማት ሽጉርትና ስልሲ ዘይትን ተጠቂሙ የርኢ።

እዚ ኣብዚ ምስሊ እዚ እንምልከቶ ዘለና መፅሓፍ ናይ ተምሃራይ እንትኸዉን ከምቲ ኣብዚ ምስሊ እዚ እንምልከቶ ዘለና እዚ መፅሓፍ እዚ ክዓኒ ናይ ሻድሻይ ክፍሊ ተምሃሮ ኮይኑ ናይ ትምህረቲ ሕብረተሰብ መፅሓፍ ክዓ እዩ፡፡

እዚ ኣብዚ ምስሊ ንእርኦ ዘለና ሓንቲ ካብተን ኣብ ኢትዮጵያ ፕሪሜሊግ ትጫወት መቐለ ሰብዓ እንደርታ ናታ ደገፍቲ ዝኮኑ ናይ ክለቦም ማልያ ገይሮም እንዳሳዕስዑን እንዳተጫወቱን ከዓ የርኢ።

እዚ ኣብዚ ምስሊ እዚ ንሪኦ ዘለና ናይ ስራሕ ቦታ እንትከውን እዚ ናይ ስራሕ ቦታ እዚ ከዓ ዝተፈላለዩ ዓይነት ናይ ፅገና እና ምክራይ ናይ ሳይክል ዝህብ ቦታ እዩ። ከምቲ ንሪኦ ዘለና ከዓ ብዙሓት ዝተፈላለዩ ዓይነት መጠን ዘለወን ሳይክላት እኒአዋ

እዚ ኣብ ምስሊ ዝርአ ዘሎ ንናይ ዉፅኢት ኢደ ጥበባት መሸጥን መተዓዳደግን እንትኸዉን ኣብዚ ምስሊ ክዓኒ ዝተፈላለዩ ዓየነት ዉፅኢት ኢደ ጥበባት ማለት እዉን ከምኒ ሰፍኢ፣ አገልግል ዝተፈላለዩ ዓይነት ቅርፅን ዓይነትን ዘለዎም ጥልፍታት ክዓ ይርኣዩ::

እዚ አብዚ ምስሊ እዚ እንሪኦ ዘለና ናይ ህፃናት ቤት ትምህርቲ ኮይኑ ከምቲ ኣብዚ ምስሊ እዚ ዝረእ ዘሎ ከዓ ህፃናት ኣብ መፃወቲ እና መህደሲ ከፍሎም ሽለውላጋ እንዳተቀሳቀሱ ይኒፎርም ገይሮም የርኢ።

እዚ አብዚ ምስሊ እዚ ንሪኦ ዘለና እዝዩ ንዓይንካ ዝማርክን ዝስሕብን ናይ ተፈጥሮ ፅባቀ ዘለዎ ቦታ እዩ። ከምዚ ኣብዚ ምስሊ እንሪኦ ዘለና ድማ መንጫዕጫዕታ ማይ ዘለዎ ናይ መስሕብ ቦታ ንርኢ።

እዚ አብዚ ምስሊ እዚ እንምልከቶ ዘለና ናይ መጋየፂ ዓይነት ኮይኑ፤ እዚ መጋየፂ እዚ ከአ መብዛሕትኡ ብአዋልድ አብ ክሳደን፣ ኣብ ኢደን፣ አብ እግረን ዝጥቀማሉ እንተኸውን፤ እዚ ከአ ስንዲድ እናተብሃለ ከአ ይፍለጥ፡፡ ከምኡውን አብ ማእከሉ ከአ ሕልፍ ሕልፍ ኢሉ ዕንቍ ዝአተዎ እዩ፡፡

እዚ አብዚ ምስሊ እዚ እንሪኦ ዘለና አብ ስፓርት ማርኬት ዝሽየጡ ዝተዓሸጉ ናይ ህፃውቲ ምግብታት ዘርኢ እዩ ከም ንአብነት ከም ብመልክዕ ፈሳሲ ዝወሃብ ሲሪፋም እና ብመልክዕ ፓስቴኒ ዝወሃብ ፓስቴን ምግቢ ከዓ የሪኢ፡፡

እዚ ኣብዚ ምስሊ ንሪኦ ዘለና መንፈሳዊ መፅሓፍቲ ብናይ ግብፂ ኦርቶዶክስ ተዋህዶ ቤተ ክርስትያን ጳጳስ ዝኾኑ ብኣቡነ ሽኖዳ ዝተፃሕፈ ከምኡ ውን ብኣያሌው ዘእየሱስ ዝተተርጎመ ናብ ኣማርኛ ተተርጎመ ናይ መንፈሳዊ ትርጉም መፅሓፍ እዩ፡፡

እዚ ኣብዚ ምስሊ ንምልከቶ ዘለና ተፈላጢ ሓደ ካብቶም ኣብ ትግራይ ኣብ እዋን ዉግእ ወሃቢ መግለፂ ዝነበረ ናይ ሰንትራል ኩማንድ ብምኳን ዝፍለጥ ተጋዳይ ገብረ ገብርፃድቅ ወይ ከዓ ገብረ ዓዴት እናተብሃለ ዝፍለጥ።

እዚ ኣብዚ ምስሊ እዚ ንምልከቶ ዘለና ማሕበረሰብ ናይ ሓደ ዓዲ ኣብ መዓልቲ ዕዳጋ ኮፍ ኢሉ እናተሻየጠን እና ገዝአን ይርአ ከም'ዚ ንሪኦ ዘለና ዝተፈላለያ ኣዶታት ምስ ህፃውንተን ዝተፈላለየ ዓይነት ናይ ኣሕምልቲ ከምኡ እዉን ናይ ዝረኣቲ እናሸጣ ይረአያ።

እዚ ኣብዚ ምስሊ እንምልከቶ ዘለና ኣርማ እንትኾን እዚ ኣርማ እዚ ድማ ናይ ማሕበር ደቂ ኣንስትዮ ትግራይ ዝውክል ኣርማ እዩ። ከምዝፍለጥ ማሕበር ደቂ ኣንስትዮ ትግራይ ደቂ ኣንስትዮ ብሰንኪ ዱሑር ባህልታት ዝበፅሐን ጥቕዓታት ንምክልኻል ተባሂሉ ዝተቛቘመ ማሕበር እዩ።

እዚ ኣብዚ ምስሊ እዚ ንምልከቶ ዘለና ናይ ልስሉስ እና ናይ ኣልኮላዊ መስተ መከፋፈሊ ቦታ እንትከዉን ከምዚ ኣብዚ ምስሊ እዚ ንምልከቶ ዘለና ናብዚ ማእከል መከፋፈሊ ናይ መስተ ዝኮነ ካብ ኣይሱዚ መኪና እንትራገፍ እና ከምኡ እዉን በዓረብያ ከዓ ናብ ዝተፈላለየ ቦታታት ንምብታን ኣብ ዝግጅት እናሃለዉ የርኢ።

እዚ ምሰሊ ኣብዚ እዚ እንምልከቶ ዘለና ሓደ ካብቶም ባህልታት ናይ ትግራይ ዝኮነ ባህላዊ ምግቢ ጥሕሎ ኣብ ከባቢ ዓዲግራትን ኢሮፕን ብፉሉይ ዝሰራሕ እናተዛጋጀወን እናተሰረሐን የርኢ፡፡

እዚ አብዚ ምስሊ እንሪኦ ዘለና ናይ ፀጉሪ ምስራሕ ሞያ እንትከውን ከምዚ አብቲ ምስሊእንሪኦ ዘለና ሓንቲ ጓል አንስተይቲ ፀጉራ እናተሰርሓትን እናተቆነነትን የርእይ፡፡

እዚ ኣብዚ ምስሊ እዙይ ንምልከቶ ዘለና ናይ ዞባ ደቡብ ምብራቅ ኣመራርሓ መግለፂ ቑዋም ብናይ ትግራይ ማዕከን ሚድያ ብዝኾነ ብድምፂ ወያነ ኣቢሎም አንተርእዮ ይገልፅ።

እዚ አብዚ ምስሊ እንሪኦ ዘለና መንበሪ ገዛ ኮይኑ እዚ መንበሪ እዙይ መብዛሕትኡ ገጠራማ ከባቢታት ዝስራሕ እንትከውን ብፍሉይ መፀዊዒ ድማ ህድሞ እናተባህለ ይፅዋዕ ከምዚ እንሪኦ ዘለና ካዓ እዚ ህድሞ እዚ ብእምኒ ብቻ ተሰሪሑ ቆርቆሮ ምንም ዘይብሉ ዝድብደብ ብባህላዊ መንገዲ ዝድብደብ ገዛ እዩ፡፡

እዚ ኣብዚ ምስል ዙይ ንዓይኒ ማራኽን ሰሓብን ኮይኑ ዘለና ህንፃ ኣብ ኣብ ከተማ ኣክሱም ዝርከብ ፍሉይ ቦትኡ ፋውንዴሽን እናተበሃለ ዝፅዋዕ ቦታ እዩ። እዚ ቦታ እዙይ ንቱሪስት ኣዝዩ ሰሓቢ ብዝኮነ ኣሰራርሓ ከኣ ቅረፂ ዘለዎ ቦታ እዩ።

እዚ ኣብዚ ምስሊ እዚ ንሪኦ ዘለና ዝተፈላለዩ ናይ ባህሊ ናዉቲ ዘርኢ እንትከዉን እዞም ናውትታት እዚኦም ከዓ ካብ ቆርበት፣ ካብ ሳዕሪ ከምኡ እዉን ዝተፈላለየ ዓይነት ሕብሪ ዘለዎም ክርታት ተጠቂሞም ዝተሰርሑ መጋየፂ እዩም።

እዚ ኣብዚ ምስሊ እዚ ንምልከቶ ዘለና ካብ ናይ ገዛን ናይ ቢሮን ኣቑሑ ዝኾነ ሳንዱቕ እንትኸውን ከምዚ ኣብዚ ምስሊ እዚ እንሪኦ ዘለና ከዓ ኣብ ሓደ ቢሮ ዝተቐመጠ ሳናዱቕ መቐመጢ ናይ ዶክመንታት የርኢ፡፡

እዚ ኣብ ምስሊ እንሪኦ ዘለና ዓይነት ናይ እስፖርት ፀወታ ኮይኑ እዚ ናይ ስፖርት ፀወታ እዚ ኽዓ ሓድ ካበቶም ብዓለም ደረጃ ኣዝዮም ተፈተዉቲ ጨወታታት እዩ። እዚ ጨወታ ኽኣኒ ናይ ሜዳ ቴንስ ይብሃል። አዚ ጨወታ እዚ ኣብ ሞንጎ ክልተ ተጋጠምቲ ዝካየድ ጨወታ እንትኾን ኣዝዩ ልዑል ዝኾነ ፍኩኩር ዝርኣዮ ጨወታ ክኣ እዩ።

እዚ ኣብዚ ምስሊ እዚ እንምልከቶ ዘለና ናይ ክዳውንትን ኣልባሳት መታዓዳደጊ ቦታ እንተኸውን፣ ከምቲ ኣብ ምስሊ ንርኦ ዘለና ዝተፈላለዩ ዓይነት ክዳውንትን ሽርጥ ሹራብን ናይ ደቂ ኣንስትዮ ብጃማታትን ይረኣዩ።

እዚ ኣብዚ ምስሊ እዚ ንምልከቶ ዘለና ውቁብ ተፈጥርኣዊ ስሕበት ዘለዎ ገፀ መሬት እንትኸውን ከምቲ ኣብ ምስሊ እንሪኦ ዘለና ድማኣኒ ሓምለዋይ ኣቑፅልቲ ዝተሸፈነ ቦታ ነዊሕ ኣስፋልቲ መንገዲ ይረአ።

እዚ ምስሊ አዝዩ ሰሓብን መሳጥን ኮይኑ ፀሓይ ኣብ ምዕራባ ዝረአ እዩ።

እዚ ኣብዚ ምስሊ እንሪኦ ዘለና መፅሓፍ እንትከውን እዚ መፅሓፍ ከዓኒ ብሳሚኤል ተስፋይ ዝተደረሰ ትግርኛ ዘርእስቱ ንኣብ ታሕተዋይ ክፋል ዝርከቡ ተምሃሮ ሓጋዚ መፅሓፍ እዩ፡፡

እዚ ኣብዚ ምስሊ እዙይ እንምልከቶ ዘለና ባንዴራ ናይ ኢትዮጵያ ባንዴራ እንትኸውን እዚ ባንዴራ እዙይ ናይ ዓሰርተሓደ ክልላት ኢትዮጵያ ማዕረ ዝውክሎም ናይ ሓባር ባንዴራ እዩ።

እዚ ኣብዚ ምስሊ እዚ እንምልከቶ ዘለና ሓደ ካብ ውፅኢት ናይ ዕንጨይቲና ናይ እፅዋት ዝኾነ ኣብ እንዳ ፈርኒቸር ዝተሰርሐ ናይ ገዛ እና ናይ ቢሮ ኣቑሑ እዩ፡፡ እዚ ከዓ ብፍሉይ ሽሙ ኣርማድዮ እንናተባህለ ኸዓ ይፅዋዕ፡፡

እዚ እንሪኦ ዘለና ምስሊ ናይ መጓዓዝያ ተሽከርከርቲ መካይን ዝሓዘ ኮይኑ ብፉሉይ መፀዊዒአን ኣምቡላንስ እናተባሃላ ዝፅወዓ ንሑሙማትን ንጥኑሳትን ናብ ሕክምና ብምጉዕዓዝ ዝጥቀማ ተሽከርከርቲ እየን፡፡

እዚ ኣብዚ ምስሊ እዚ ንምልከቶ ዘለና ሓደ ካብቶም ተፈተውቲ ምግብታት ናይ ትግራይ ዝኾነ ሕልበት ብፍላይ ከዓ ኣብ ኣኽሱም ዝዝውተር ኣዴታት ኮፍ ኢለን ብምዕሩግ ልብሲ ፀቢቐን እና ተመላኺዐን ሕልበት እናወቕዐ የርኢ፡፡

እዚ ኣብዚ ምስሊ እዚ ንምልከቶ ዘለና ናይ ሓደ ማሕበረሰብ ወይ ከዓ ናይ ሓደ ከባቢ ሰባት ብናይ ራያ ሙዚቃ ገይሮም እናጨፈሩ በትሮም ሒዞም፣ ኣገልድም ናይ ራያ ተዓጢቖም እናሳዕስዑን እናተጫወቱን ከዓ የርኢ፡፡

እዚ ኣብ ምስሊ ንሪኦ ዘለና ዓይነት ስራሕ ኣትክልተኛ ዝበሃል እንትኸውን ከምዚ ንሪኦ ዘለና ድማኒ ካብ ማይ ዝሓዘት ናይ ፈሳሲ መጓዓዓዚት መኪና ኣብ ጎደና ንዝርከቡ ሳዕሪ ብቱቦ ገይሩ ማይ እናስተየና እናተኸናኸነ ዘርኢ ምስሊ እዩ፡፡

እዚ ኣብዚ ምስሊ እዚ እንሪኦ ዘለና ዝተፈላለዩ ኣብ ሓደ እተሰብሰቡ ናይ ስራሕ ቦታታት እንትኸዉን ከምቲ ኣበቲ ምስሊ እንሪኦ ዘለና ናይ ወርቂ መሸያጢ፣ ናይ ድንኳን ኮንቲነራት ከምኡ እዉን ናይ ጎሚስታ ናይ መኪና ፅገናን ይርአ።

እዚ ምስሊ ናይ ቤት ትምህርቲ ምስሊ እንትከውን ኣብኡ ከዓ ተማሃሮ ብምክንያት ዓለም ሙሉእ ተቋፃፅሩ ዝነበረ ሕማም ኮረና ርሕቀቶም ሓልዩም ማስክ ገይሮም ክላስ እደተካታተሉ የርኢ።

እዚ አብዚ ምስሊ እዚ እንምልከቶ ዘለና ሃይማኖታዊ ስእሊ ወይ ከአ ስእሊ አድህኖ ኮይኑ፤ ዝተፈላለዩ ናይ ቅዱሳን ስእሊታት ዝሓዘ እዩ፡፡ ከም ንአብነት ከአ ናይ ቅድስት ድንግል ማርያም ከምኡውን አብ ምድሪ ዝነበሮ ፃኒሒት ዕለት ናይ እየሱስ ክርስቶስ ከምኡውን ናይ ቅዱስ ጊዮርጊስ ታሪክ ብስእሊ አቢሉ ካብ ቡዙሕ ውስን ዝገልፅ ስእሊ እዩ፡፡

እዛ ኣብዚ ምስሊ እዚ እንምልከታ ዘለና ነብሳት ብፉሉይ መፀዊዒዓ ሽማ ሳርየት እንዳተባሃለት እትፍለጥ እንትኸውን እዛ ዓይነት ነብሳት ከዓኒ ኣብ ዝተፈላለዩ ኣብ ገዛ ኣብ በረኻ ናይ ባዕላ ዓለባ ሳርየት ብምእላም ክትነብር እትክእል ንእሽተይ ነብሳት እያ፡፡

እዚ ኣብዚ ምስሊ እንርኦ ዘለና ኣብ ገጠር ዝርከቡ ነበርቲ ዝሰርሕዎን ዝነብርሉን ካብ ሳዕሪን እምንን ጭቃን ዝተሰረሓ ገዛ የርኢ።

እዚ አብዚ ምስሊ እዚ እንምልከቶ ዘለና መሳርሒ ደስታ እናተብሃለ ዝፅዋዕ ፤ ምህርቲ ናይ ሳኒታይዘር ወይ ከዓኒ ንፅህና ናይ አእዳው ንምሕላው ዝጠቅም ናይ ፈሳሲ መሳርሒ እዩ፡፡

እዚ ኣብዚ ምስሊ እዚ እንምልከቶ ዘለና ዝተፈላለዩ ዉጽኢት ሓፂን መጺን ናይ ዝኮኑ ከምኒ በዓል ፈርነሎ፣ ተንቃሳቀሲ መጎጎ፣ መንፊት፣ መንከሽከሽ ዝኣመሰሉ ስራሕቲ ናይ ገዛ ከቃልሉ ዝክእሉ ዉጽኢት ሓፂነ መጺን ዘርኢ ምስሊ እዩ፡፡

እዚ ኣብዚ ምስሊ እዚ ንምልከቶ ዘለና መፅሓፍ እንትከውን እዚ መፅሓፍ እዚ ከኣኒ ሓዱሽ ናይ ኣሽከርከርቲ መኪና መምርሒ ንከውፅኡ ፈተና ንዝፍተኑ ሰባት ሓጋዚ መፅሓፍ እዩ.። እዚ መፅሓፍ እዚ ካዓኒ ድማ ብክብሮም ታደሰ ዝተፃሓፈ እዩ::

እዚ ኣብዚ ምስሊ እዙይ እንምልከቶ ዘለና ናይ ቤት ምግቢን መስተን ኮይኑ ኣብኡ ካዓኒ ዝተፈላለዩ ዓይነት ምግቢ ከም እኒ ስጋ፣ ከሙኡ እውን ኣልኮላዊ መስተ ድራፍት ይሽየጡ ኣለው።

እዚ አብዚ ምስሊ እዚ ንሪኦ ዘለና ዝተፈላለየ ናይ ቆርቦት መጋየፅን መመላኽዕን ናውቲ እንትኾውን ኸምዚ አብዚ ምስሊ እዚ እንሪኦ ዘለና ኸአ ማይ ማዮ ናይ ከንፈር ሕብሪ ኸምኡ እውን ዝተፈላለዩ ናይ ጨጉሪ መ መርሐሲና ኮንዲሽነሪን እዩ፡፡

እዚ ኣብ ምስሊ እዚ ንርኦ ዘለና ናይ ሓደ ሃይማኖት ተከተልቲ ማለትም ዉን ናይ ኣርቶዶክስ ተዋህዶ ኣባላት ሃይማኖይ መእመናን ኮይኖም ኣብ ውሽጢ ቤቴ ክርስትያን ኮይኖም ኣብ ዝተወሃበሎም ምዕረፍ ከፍ ኢሎም ፍርቆም እደፀለዩ ፍርቆም ደቅሶም ፍርቆም ከዓኒ ከፍ ኢሎም እዳዳመፁ የርኢ።

እዚ ኣብዚ ምስሊ እዚ እንርእዮ ዘለና ኣብ ኣክሱም ተፈናቂሎም ናይ ዝርከቡ ማሕበረሰብ ናይ ምዕራብ ትግራይ ተፈናቐልቲ ዝኮኑ ብሓደ ምግቢ እናዘጋጀዉ እና ቖልዑት እናጻወቱ ዘርኢ ምስሊ እዩ።

እዚ ኣብ ምስሊ ንርኦ ዘለና ናይ ሃይማኖት እስልምና ተከተልቲ ዝኮኑ ማ/ሕሰብ ኣብ ሓደ ቦታ ተሰብሲቦም ናይ ሃይማኖት ኣልባሶም ውይ ካዓን ጀልብያ ተክድኖም የርእይ።

እዚ ምስሊ እዚ ናይ መነባብሮ ናይ ገባራት ዝውክል እንትከውን ከምዚ ኣብዚ ምስሊ እንሪኦ ዘለና ምራኽ ኣብ ገዛ ተኣሲራ ኣብ ቅድሚኣ እውን ሳዕሪ ተገይሩላ ከዓኒ ንረኢ፡፡

እዚ እንምልከቶ ዘለና ምስሊ እዚ ክልተ ተመራዓውቲ አካላት ብባህላዊ ወይ ካዓ ሃይማኖታዊ ትሕዝቶን ብዘለዎን ብቅዱስ ቅርባን ወይ ካዓ ብተክሊል እናትመርዓዓውን የርኢ፡፡ አብዚ ምስሊ እንሪኦ ዘለና ካዓ ክልተ ተመራዓዓውትን ነናይ ባዕሎም አዕርክቲ አ ይረአዩ፡፡

እዚ ኣብዚ ምስሊ እዚ ንሪኦ ዘለና ኣብ መንጎ መምፃኣይን ዝግበር ዘሎ ልውውጥ ናይ ኣቑሑ እንትኸውን ከምቲ ኣብ ምስሊ ንሪኦ ዘለና ከዓኒ ናይ ለስላሳ ኣምፃኣይ ንብረቱ ኣብ መኪና እናተቐበለ የርኢ፡፡

እዚ ኣብዚ ምስሊ እዚ ንሪኦ ዘለና ሓደ ካብቶም ኣብ ትግራይ ዝርከቡ ብሄራትን ብሄር ብሄረሰባትን ዝኾነ ናይ ብሄረ ኩናማ ኣለባብሳ ለቢሱ ዝርአ ዘሎ ወዲ እዩ፡፡ ብሄረሰብ ኩናማ ሓደ ካብቶም ኣዝዮም ብጅግንነትን ብታሪኽን ፍሉጣት ዝኾኑ ኣብ ትግራይ ዝርከቡ ንኡሽተይ ብሄራት እዩም፡፡

እዚ ኣብዚ ምስሊ እዚ እንምልከቶ ዘለና ሓደ ካብቶም ናይ ፉሉጣት ናይ በረካ እንስሳ እንትከውን እዚ እንስሳ አንበሳ ይብሃል። ከም ዝፍለጥ አንበሳ ብሓይሉ ዝፍለጥ እና ከዓ በላዒ ናይ ስጋ እንስሳ እዩ፡፡

እዚ ኣብዚ ምስሊ እዚ እንርእዮ ዘለና ናይ ንግድን ምትዕድዳግ ቦታ እንትከዉን ከምቲ ኣብዚ ምስሊ እዚ እንርእዮ ዘለና ካኣኒ ዝተፋላለዩ ናይ ኬካት ከምኡ እዉን ናይ ኤሌትሮኒክስ ዝተፈላለዩ ናይ ገዛ ኣቁሑትን መሸጢን ቦታ እዩ::

እዚ ኣብዚ ምስሊ እዚ ንሪኦ ዘለና ንመስሕብ ቱሪዝምን ዘገልግል ኣብ ቀፅሪ ቤተ ክርስትያናት እንዳ ማርያም ወይካዓ ኣብ ኣክሱም ፅዮን ዝትከብ እንትከዉን ካብ እምኒ ተፈልፊሉ ዝተሰርሕ ናይ ባዕሉ ዝኮነ ሃይማኖታዊ ትርጉም ዘለዎ እዩ ።

እዛ አብ ምሰሊ እዚ ንሪአ ዘለና ዓይነት መሳርሒ ሙዚቃ ኮይና፣ እዛ መሳርሒ ሙዚቃ እዚኣ ከኣኒ ክራር እናተብሃለት ትፍለጥ፡፡ እዛ መሳርሒ ሙዚቃ ከኣኒ ብክሪ ተጠቂምካ ትጭወት እንትትከውን፣ አብ መብዛሕትኡ ሙዚቃታት ከአኒ ከም መስተማቀሪትን ከም መምከሪትን ኮይና ተገልግል፡፡

እዚ እንሪኦም ዘለና ምስሊ እዚ ናይ ኢድ ንፅህና ንምሕላው ዝጠቅም ብፍላይ ስሙ ሰንተሳዘር ሓደ ካብቶ ጥዕና ወዲ ሰባት ክህሎ ዝገብር እዩ;;

እዚ አብ ውሽጢ እዚ ንሪኦ ዘለና ሓደ ካብቶም ክባራት ዓይነታት መስተ ኮይኑ ፤ ካሚላ መስተ ይበሃል፡፡ እዚ መስተ እዚ ሓደ ካብቶም ልዑል አልኮል መጠን ዘለዎም መስተታት ኮይኑ ዋግኡ እውን ክብር ዝበለ እዩ፡፡

እዚ ኣብ ምስሊ እዚ ንሪኦ ዘለና ናይ ደገፍቲ ጋንታ መቐለ ሰብዓ እንድርታ ባንዴራ እዩ፡፡ እሞ ከዓኒ ከምቲ ኣብ ምስሊ ዝርአ ዘሎ ደገፍቲ መቐለ ሰብዓ እንድርታ ቀይሕ ዝሕብሩ ማሊኡ ለቢሶም ጋንትኦም እናደገፉ የርኢ፡፡

እዚ ንሪኦ ዘለና ምስሊ ናይ ሕብረተሰብ ማሕበራዊ ናብራ ዘርኢ እንትኸውን ከምዚ ኣብዚ ምስሊ ንሪኦ ዘለና ኸዓኒ ህፃውንትን ቆልዕትን ተሰብሲቦም ብሓደ ምግቢ እናበልዑ ከዓ የርኢ ።

እዚ ኣብዚ ምስሊ እንምልከቶ ዘለና ዝተፈላለዩ ናይ ገዛን ናይ ቢሮን ኣቑሑት ኮይኖም ካብ እፅዋት ዝተሰርሑ እዮም። ከምዝ ኣብ ምስሊ እንሪኦ ዘለና ከዓኒ ዝተፈላለዩ ኣርማድዮ እና ከርቤሎታት ይረአዩ ኣለዉ።

እዚ ኣብዚ ምስሊ እዚ እንምልከቶ ዘለና ተፈጥራኣዊ ሰሓባይነት ዘለዎ ከባቢ ናይ ባዕሉ ቃላይ ናይ ባዕሉ ሰፊሕ ተሓራሲ መሬት ከምኡ እውን ኣብቲ ከባቢ ዝነብሩ ተጠቀምቲ ማሕበረ ሰብ ዘለዎ ዘርኢ ምስሊ እዩ፡፡

እዚ ኣብዚ ምስሊ እዚ ንሪኦ መወዓውዒ ወይ ከዓ መፋለጢ እንትኸውን እዚ መፋለጢ እዚ ናይ ፍሉይ ሕክምና ስኒ ናይ ዩኒዮን መወዓውዒ እዩ፡፡ ከም ዝፍለጥ ትካላት በመወዓውዒ ኣቢሎም ደንበኛ ናይ ምስሓብ ስራሕ የካይዱ፡፡

እዚ ኣብዚ ምስሊ እዚ ንምልከቶ ዘለና መፋለጢ ወይከዓ መዋዓውዒ ብኣክሱም ኣፀይ ዮሃንስ 4ይ ኤርፖርት ዝተዘጋጀወ እቲ ነቲ ኤርፖርት ዝውክል መፋለጢ እዩ፡፡

እዚ ኣብዚ ምስሊ እዚ ንምልከቶም ዘለና ህፃውንቲ ናይ ገጠር ዕባይ ኮይኖም ማይ ከዓ ካብ ወሓዚ ቃላይ ናብ ጀሪካን እናመልኡ ዘርኢ ምስሊ እዩ፡፡ ከምዝፍለጥ ኣብ ገጠር ዝርከቡ ማሕበረሰባት ብሰንኪ ሕፅረት ናይ ማይ ዝጥቀምዎ ማይ ካብ ወሓዚና ካብ ተፈጥሯዊ ፈሰስቲ ማያት ጥራሕ እዩ፡፡

እዚ እንሪኦ ዘለና ምስሊ ዝተፈላለዩ ናይ መማላክዕን ናይ መጋየፅን መሻየጢ ቦታ እንትኮን ከምዚ እንሪኦ ዘለና ድማ ዝተፈላለዩ ናይ ቆርበትን ናይ ጨጉርን መማላክዒታት ይረኣዩ፡፡

እዚ ምስሊ እዚ ዘርእየና ብሚካኣኤል ኣስትራዳሞስ ናይ ዝተጻሕፈ ናይ ትንቢት መጽሓፍ ዘርኢ እንትኸዉን እዚ መጽሓፍ እዚ ድማኒ ናብ ናይ ሃገርና ቋንቋ ናብ ኣማርኛ ተተርጉሙ የርኢ።

እዚንሪኦ ዘለና ምስሊ መናእሰይ ራያ ብባህላዊ ጨዋታ ራያ ጉማዬ እናተጫወቱን እናሳዕስዑን የርኢ፡፡ ከምዝፍለጥ ጉማዬ ሓደ ካብቶም መሰጥቲ ጨዋታታት ናይ ራያ እዩ፡፡

እዚ ኣብዚ ምስሊ ንርኦ ዘለና ሓደ ካብ ጥበብን ባህልን ናይ ማህበረሰብ ራያ ዝገልፅ እንትከውን ከምዚ ኣብዚ ምስሊ ንርኦ ዘለና ከዓኒ ድማ ደቂ እቲ ከባቢ ዝኾኑ ኣብ ሓደ ዓቢዪ ዳዕሮ ፅላል ተሰብስቦም እንዳተሸማገሉ እንዳተጫወቱን የርኢ።

እዚ ኣብዚ ምስሊ እዚ ንሪኦ ዘለና ኣብ ብምኽንያት ዘይምርድዳእ ኣብ ውግእ ኣትዮም ዝነበሩ ናይ ትግራይ ብሄራዊ ክልላዊ መንግስቲ እና ናይ ኢትዮጵያ ፌደራላዊ መንግስቲ ኣብ ደቡብ ኣፍሪካ ከይዶም ብኦባሳንጆ ኣማካኝነት እናተዓረቑ ዘርኢ ምስሊ እዩ፡፡

እዚ ንሪኦ ዘለና ምስሊ ናይ ሕክምና በዓል ሞያ ንሓንቲ ተገልጋሊት ናይ ሕክምና ሞያ እናሃበ ዘርኢ እንትኸውን እዚ በዓል ሞያ ከዓኒ ሙሉእ ጋውን ናይ ሕክምና ናውቲ ብምግባር ንሓንቲ ተገልጋሊት አግልግሎት እናሃበ የርኢ።

እዚ ኣብዚ ምስሊ እነሪኣ ዘለና ናይ መጓዓዝያ ተሽከርካሪት ኮይና እዛ መኪና ክዓ ብፉሉይ ሽማ ላንድክሮዘር እናተብሃለት ትፅዋዕ። ወይ ክኣኒ ብኻሊእ ሽማ ፒክኣፕ እናተብሃለት ትፅዋዕ መኪና ኮይና መብዛሕቲኡ ግዜ ንፈጣን ተልእኾ ንናይ መንግስቲ ስራሕ እና ንናይ ወታደራዊ መልአክቲ ሓዘል መልአኽቲ ንምብፃሕ ትጠቅም መኪና እያ።

እዚ ኣብ ምስሊ እንምልከቶ ዘለና ሓደ ካብቶም ፍሉጣት ባህላዊ ሙዚቃ ተጫወቲ ጭራ ዝኾነ ድምፃዊ ገብረህይወት ምራጭ እዩ እዚ ደርፊ እዚ ኸዓ ጉራማይለ እንዳተብሃለ ይፍለጥ።

እዚ ምስሊ እዚ ሓደ ካብ ሕጊ ኣኽበርቲ ማለትውን ናይ ሓይልታት ፀጥታ ትግራይ ዝኾነ ብክራር ገይሩ ሙዚቃ ናተጫወተ ዘርኢ ምስሊ እዩ። እንተ ኣብዚ ምስሊ እንርእዮ ዘለና ከዓ ክራር ሒዙ ሽርጥ ገይሩ ከምኡ እውን ደንብ ልብስ ናይ ሰራዊት ገይሩ ይረአ።

እዚ ኣብ ምስሊ እንሪኦ ዘለና ናይ ጨጉሪ ኣሰራርሓ ቅዲ ብባህላዊ ኣፀዋውዕኡ ኣልባሶ እናተብሃለ ዝፅዋዕ ኮይኑ ቡዙሕ ግዜ ደቂ ኣንስትዮ ኣብ ዓብዪ ክብረ ብዓል ፣ ኣብ መርዕአን ወይ ክዓኒ ኣብ ኣዉደኣመት ቅነ ዝቑነንኦ ቁኖ እዩ።

ኣብዚ ምስሊ እንረኦም ዘለና ዝተፈላለዩ ኣትክልትን ኣሕምልትን ዝኮኑ ኣዝርእትን ከም ድንሽ፣ ካሮስ፣ ቃርያ ብጉጅለ ተመዲቦም የርኢ ኣሎ ፡፡

እዚ ኣብዚ ምስሊ እዙይ እንሪኦ ዘለና ኣርማ እትኸውን እዚ ኣርማ እዚ ከዓኒ ናይ ሸባ አርማ አካዳሚክ ኮለጅ ኣርማ እዩ። ከም ዝፍለጥ ሸባ አካዳሚክ ኮለጅ ትምህርቲ ብርሕቀት ዝህብ ኮሌጅ እዩ።

እዚ ኣብዚ ምስሊ እዚ ንምልከቶ ዘለና መሳርሒ ናይ ፅሕፈት መሳርሒ እንትኸውን እዚ ከዓኒ ኣብ ዝተፈላለዩ ቦታታት ወይ ኣብ ክላስ ክኸውን ይኽእል ኣብ ዝተፈላለዩ ናይ ኣኼባ ዋዕላታት መዘክር ንምሓዝ ዝጠቅም ናይ ፅሑፍ ደፍተር እዩ፡፡

እዚ እንሪኦ ዘለና ምስሊ ሓደ ካብቶም ፉሉጣት ዓይነታት ፀወታ ኮይኑ ፀወታ ኩዕሶ እግሪ ከዓ እዩ፡፡ ከምዚ ኣብዚ ምስሊ አንሪኦ ዘለና ከዓ ዝተፈላለዩ ሰባት ኩዕሶ እንዳተጫወቱ የርኢ፡፡

እዚ አብዚ ምስሊ እዚ እንምልከቶ ዘለና ተፈላጢ ሰብአይ አይተ መለስ ዜናዊ እንትኸውን ከምዝፍለጥ አይተ መለስ ዜናዊ ብአፍሪካ ደረጃ ንናይ አፍሪካውያን መሰል ብምምጓትን ብምጥባቅን ፍሉጥ ዝነበሩ ናይ ኢትዮጵያ መራሒ እዮም፡፡

እዚ ኣብዚ ምስሊ እዚ እንርእዮ ዘለና ካብ ታሪካዉን ማሕበረሰባዉን ናብራ ናይ ራዮቶት ዝዉክል እንትከዉን ከምዚ ኣብዚ ምስሊ እንርእየን ዘለና ድማኒ ብሓደ ተሰብሲቦም ኣብ ምሸት መጋርያ ገይሮም ዕላል እናዕለሉን እናተጫወቱን እናዋጉዕን ከዓ የርኢ።

እዚ ኣብዚ ምስሊ ዚ እንርእዮ ዘለና ተፈላጢ ሰብኣይ ኣብ እዋን ምጅማር ብረታዊ ቃልሲ ሓደ ካብቶም ዕዙዝ ግደ ዝነበሮም ናይ ቀደም ተጋዳላይ እና ሕጂ ኣብ ወፃእ ዝነብር ኣይተ ስየ ኣብርሃ ይብሃል፡፡

እዚ እንሪኦ ዘለና ናይ ገዛን ናይ ቢሮን ኣቅሑት እንትኾን ከምዚ እንሪኦ ዘለና ከዓ ካብ ጣውላ ዝተሰርሐ ጠረጴዛን ከምኡውን ወንበርን ይረአ፡፡

እዚ ኣብ ምስሊ እንምልከቶ ዘለና ኣብ ደገ ኣብ ጎደናታት ዝግበር ናይ ንግድን ምትዕድዳግን ማለት እዉን መናኣሰይ ኮፍ ኢሎም ቡና ዝሰትዩሉ ከምኡ ዉን ካሎኦት ትኩስታት ፈሳሲታት ዝጥቀምሉ ናይ ንግዲ ምልዉዋጥ እዩ።

እዚ እንምልከቶ ዘለና ምስሊ ሓደ ካብ ዓይነታት ምግቢ እንትኸውን እዚ ምግቢ እዙይ ድማ ፓስታ እናተባሃለ ይፅዋዕ። ከምዚ ኣብዚ ምስሊ እንርአዮ ዘለና ከዓኒ እዚ ፓስታ ብስጋ ተሰሪሑ ኣዝዩ በሃጋይ ኮይኑ ይረአ።

እዚ ኣብዚ ምስሊ እዙይ እንሪኦም ዘለና ዝተፈላለዮ ዓበይቲ ዓዲ ብባህላዊ ሙዚቃ ገይሮም ብኩዳ ብዝተባሃለ ባህላዊ ስዕስዒት እናሳዕስዑን እንዳተላሃዩን የርኢ።

እዞም ኣብዚ ዝምስል እዙይ ንምልከቶም ዘለና ዝተፈላላዩ ንቢሮና ንናይ ገዛና ክውዕሉ ዝኽእሉ ዝተፈላለዩ ውፅኢት ናይ ዕንጨይትን ፅረበት ናይ ዕፅዋት ዝኾኑ እዮም ።ከም ንኣብነት ወናብር ፣ኣርማድዮ፣ ጤርጼዛ ካዓ ይርከብዎም።

እዚ አብዚ ምስሊ እዚ እንሪኦ ዘለና ካብ መጋየፅን መማላክዕን ዝጠቅሙ ናይ ቅብአት ትሕዝቶ ዘለዎም እንትኮኑ እዙይ ከዓኒ አብ ሱፐር ማርኬት ናብ መሸጣ እንትቀርቡ እንተለው ዘርኢ እዩ። ከም አብነት ከዓ ከም በዓል ግርስሊን ይርከቡ።

እዚ ኣብዚ ምስሊ እዚ እንሪኦ ዘለና ዜና ኣውተ-መረብ እናተማሓላለፈ ዘርኢ እንትኾን መሰረት እቲ ምስሊ ኸኣኒ ሓደ ካብቶም ኣብ ትግራይ ዝርከቡ ማዕኸናት ሚድያ ዝኾነ ቴሌቪዥን ትግራይ ብዛዕባ ስፖርት ብሽክሌኛታት ሪፖርት እናቕረበን ንሓደ ካብቶም ተዋዳደርቲ ብሽክሌኛታት ዝኾነ ቃለ-መሕተት እናገበረን የርኢ፡፡

እዚ ኣብ ምስሊ እንምልከቶ ዘለና መሳርሒ ኣልኮል አንዳተባሃለ ዝፍለጥ እትከውን እዚ ኣልኮል ዝተባሃለ መሳርሒ እዚ ከዓ ዝተፈላለዩ ዓይነት ባክተርያታት ታሃዋስያናት ብቀሊሉ ንምቅታል እና ብረት ነገራት ከዓኒ በዚ ጌርካ ኣቃፂልካ ብምፅላው ኣብኡ ዝርከቡ በከልቲ ነገራት ብቀሊሉ ከጥፈእ ዝክእል መሳርሒ ናይ ፅርየት እዩ።

እዚ እንርእዮ ዘለና ናይ ሕርሻን ግብርናን ዘርኢ ምስሊ እንትኸውን ከምቲ ኣብቲ ምስሊ እንዕዘቦ ዘለና ከዓ ሓደ መንእሰይ ዝተፈላለዩ ዓይነታት ናይ አሕምልቲ ማለት እውን ከምኒ ሰላጣን ቖስጣን እንዳልመዐ የርኢ።

እዚ እንምልከቶ ዘለና ምስሊ ሓደ ካብ ናይ በረኻ እንስሳት ማለት እውን ብመንፈሮም ኣቢሎም ካብ ዝነፍሩ እንስሳት ኮይኑ ብፍሉይ ሽሙ ከኣ ሽላ እንዳተባህለ ዝፅዋዕ እንስሳ እዩ፡፡

እዚ ኣብዚ ምስሊ እዚ ንምልከቶ ዘለና ባህላዊ መሳርሒ ናይ ህርመት ሙዚቃ እንትኸዉን ሽሙ ከኣኒ ከበሮ እናተብሃለ ይፍለጥ ከም ዝፍለጥ ከበሮ ካብ ቆርበት እና ወይ ከዓ ፅሩብ ኦም ወይ ድማኒ ቴኖ ተጠቂምካ ይስራሕ ።

እዛ ኣብዚ ምስሊ እዚ እንምልከታ ዘለና ሓንቲ ካብ ባህላዊት መሳርሒት ሙዚቃ ኮይና ብዘበናዊ ቅዲ ስታይል ዝተሰርሐት ናይ ክሪ መጫወቲ ሙዚቃ ወይከዓ ፉልይ ስማ ክራር እናተብሃለት ትጽዋዕ።

እዚ ኣብዚ ምስሊ እዚ እንምልከቶ ዘለና ባንዴራ እንትኸውን እዚ ባንዴራ ኸዓኒ ናይ ኦርቶዶክሳዊት ተዋህዶ ቤተክርስትያን መለለይ ኣርማ እዩ ።ከምኡ ከዓ ከምቲ ኣብዚ ምስሊ ዚ እንሪኦ ዘለና ብዙሓት መእመናት ሰልፊ ወፂኦም ባንዴራ ሒዞም ይረአዩ ።

እዚ አብዚ ምስሊ እዚ እንሪኦ ዘለና ናይ ሃይማኖት አቦታት ማለት’ውን ናይ ኦርቶዶክስ ተዋህዶ ቤተክርስትያን አቦታት ምርኢት እናውፅኡ ዝርአ እንትኮን ፤ ከምዚ አብዚ ምስሊ እንሪኦ ዘለና ከኣኒ አቦታት ብፅላል ተዓጀቡና ከምኡውን መዘምራን ብነጋሪት እናዘመሩ እዮም፡፡

እዚ ኣብ ምስሊ ንሪኦ ዘለና ኣብ ሓደ ቤት ትምህርቲ ኣብ ውሽጢ ክላስ ይመሃሩ ናይ ዘለዉ ተመሃሮ ዘርኢ ምስሊ እንትኸውን ኣብኡ ከዓኒ መምህር ፃዕዳ ጋቦን ገይሩ ተመሃሮ እናሓተተ ከምኡውን ተመሃሮ ብንቕሓት ትምህርቶም እናተኸታተሉ የርኢ፡፡

እዚ እንሪኦ ዘለና ምስሊ ሓደ ካብ ናይ ገዛ ኣቁሕት ዝኮነ ኣጋር ዘርኢ እንትከውን እዚ ብተለምዶ ኣጋር እንዳተባሃለ ዝፅዋዕ ከዓኒ ምግቢ ቋፂርካ ካብ ቦታ ናብ ቦታ ንምውሳድ ከዓኒ ይጠቅም፡፡

እዘን ኣብዚ ምስሊ እዚ እንምልከተን ዘለና ዝተፈላለያ ደቂ ኣንስትዮ ዝተፈላለያ ዓይነት ቅርፂ ዘለዎን ኣልባሳት ተኸዲ ነን ምርኢት ደቂ ኣንስትዮ እንትኸውን ከምዚ ኣብኡ ንሪኦ ዘለና ከዓ ብስረ፣ ብሱፍ ፣ ከምኡ ውን ዝተፈላለየ ዓይነት ጫማ ሂል እና ሸበጥ ጫማታት ገይረን ይረአያ ኣለዋ።

እዚይ ኣብዚ ምስሊ እዚ እንምልከቶ ዘለና ገና ተጀሚሩ ዘይተወደአ መሰረተ ልምዓት ወይ ከዓ ፅርግያ እንትስራሕ ዘርኢ ምስሊ እዩ። ከም እንርእዮ ዘለና ኸዓኒ ሓመዳት ተቀሪቦም ከምኡ እውን ገና ንከሮኮቺ ዝኾውን ተፀረገ ፅርግያ ይርአ።

እዙይ ኣብዚ ምስሊ እዙይ እንምከቶ ዘለና ናይ መዕደጊን መሻየጥን ቦታ እንትከውን ኣብ ወሽጢ ካኣ ዝተፈላለዩ ንምግብነት ዝውዕሉ ዕሹጋት ምግብታት ንመስተነት ዝውዕሉ ኣልኮላዊ መስተታት ከምኡ እውን ልስሉስ መስተታት ከምኡ እውን ዝተፈላለዩ ናይ ሰውነት ናይ ክዳን ሽቶታትን መመላኺዒን መጋየፂን ዝሽየጥሉ ሱፐርማርኬት እዩ።

እዚ ኣብዚ ምስሊ እዚ እንሪኦም ዘለና ዓይነታት መጋየፂ እንትኮኑ ክምዚ ኣብዚ ምስሊ እንሪኦ ዘለና ከዓ ሃይማኖታዊ ትሕዝቶ ዘለዎም ማለት እውን ናይ መላእክቲ ናይ ቁዱሳን ቅርፅታት እዮም፡፡ ከምዚ እንሪኦ ዘለና ከዓ ብወርቂ ከለር እተለበጡ እዩም፡፡

እዚ አብ ዚ ምስሊ እዚ እ ንሪኢ ዘለና ሓንቲ ናይ ሰብ ና ዝተወሰነ ናይ አቁሑት ዓቅሚ ሒዛ ክትጓዓዝ ትክእል ተሽከርካሪ ት ጠጠው ኢላ ካብ ሒዛቶ ዝነበረት ፅዕነት እናወርደት የርኢ እዛ መኪና እዚአ ናይ ህዝቢ መጓዓዝያ ኮይና ዓይነታ ክእኒ ሚኒ ባስ እናተባህለት ብተለምዶ ትፅዋዕ፡፡

እዚ ንሪኦ ዘለና ምስሊ እዚ ናይ ሓደ ተጫዋታይ መሳርሒ ሙዚቃ ዝኮነ መሳርሒ ሙዚቃ እንዳተጫወተ የርኢ እንተ ኣብዚ እዚ ምስሊ ንሪኦ ዘለና ከዓ እዚ ተጫዋታይ መሳርሒ ሙዚቃ ቤዝ ጊታር እንዳተጫወተ የርኢ::

እዚ እንምልከቶ ዘለና ምስሊ እዚ ናይ ሓደ ካብ መሰረታዊ ወሃብቲ ግልጋሎት ዝኮኑ ናይ ትምህርቲ ግልጋሎት ዝህብ መቀለ ዩኒቨርስቲ ናይ ዓይደር ግቢ እዩ፡፡

እዚ እንሪኦ ዘለና ምስሊ እዚ ንባህላዊ ናይ መርዓ ኣፈፃፅማ ስርዓት ዘርኢ እንትኸውን ከምቲ ምስሊ ዘርእዮ ዘሎ ከዓኒ ብባህላዊ ወዳሲ ሙዚቃ እናተሓገዙ መርዓት ተሸፊና ብኣዕርኽቲ ተኸቢባ የርኢ፡፡

እዚ እንሪኦ ዘለና ምስሊ እዚ ናይ ሃይማኖት ስባት ማለት ውን ናይ አርቶዶክስ ተከተልቲ አብ እዋን ምሽት ብጥዋፍ ገይሮም ምስጋና እናቅረቡን እናተማህለሉን የርኢ፡፡

እዚ ኣብዚ ምስሊ እንምልከቶ ዘለና ዝተፈላለዩ ናይ ህንፃ መሳርሒ ናዉትታት እንትኾኑ እዞም ብዓይነቶም፣ ብመጠኖም፣ ብቕርፆም ዝተፈላለዩ ናይ እምኒ ፅሩባት ወይ ክዓኒ ብፍሉይ ሽሞም ማተኔላ እናተብሃሉ ዝፅዉዑ መሳርሒ የርኤና፡፡

እዚ ምስሊ ናይ ሕጊ መኽበሪ ፀጥታ ኣካል ዘርኢ ምስሊ እንትኸውን ከምዚ እዚ ምስሊ ዝሕብሮ ዘሎ ከዓኒ ናይ ሓይልታት ምክልኻል ትግራይ ደንቢ ልብሲ ለቢሱ ይርአ፡፡

እዚ ኣብዚ ምስሊ እዚ ንምልከቶ ዘለና ብኣብዝሓ ኣብ ከባቢ ምብራቕ ትግራይ ማለት ውን ኣብ ዓዲግራትን ኣብ ከባቢ ኢሮብን ዝውቱር ዝኾነ ባህላዊ ምግቢ ጥሕሎ ሰባት እናተመገቡ የርኢ፡፡

እዚ ኣብዚ ምስሊ እዙይ ንምልከቶ ዘለና ፅባቐ ተፈጥሮ ናይ ሓደ ገጠራማ ከባቢ ዘርኢ እንትኾን ከምቲ ንዕዘቦ ዘለና ድማ ዝተፈላለየ ዓይነት ቅርፅ ዘለዎም ብኣጉዶ ዝተሰርሐ ገዛውትን ከምኡ እውን ዝተፈለላዩ ቅርፂ ዘለዎም መከባብያታት ምስ ኣትክልቲ ይረእዩ።

እዚ ኣብዚ ምስሊ ኣዚ እንምልከቶ ዘለና ማሕበረ ሰብ ናይ ሓደ ቦታ ኮይኖም ብሓደ ተሰብሲቦም ምርኢት እናተካታተሉ የርኢ። ከም እዚ ኣብዚ ምስሊ እዚ እንምልከቶ ዘለና ምእመናት ኮፍ ኢሎም ከምኡ ከዓኒ ነቲ ምርኢት ዘርኢ ዘሎ ከዓኒ ዝተፈላለየ ዓይነት ናይ ቤተ ክርስትያን ናይ ፅላል ዓይነታት ሒዞም ይረኣዩ።

እዚ ኣብዚ ምስሊ ንምልከቶ ዘለና ብመብዛሕቱኡ ግዜ ብደቂ ኣንስትዮ ኣብ ጥቅሚ ዝውዕል ንመጋየፂን መመላክዕን ዝጥቀማሉ እንትኽውን እዚከዓኒ ኣብ ቅንድብን ቅርንብን ዓይኒ ከምኡ'ውን ሕልፍሕልፍ ኢለን ኣብ ከንፈር ንመጋየፂ ይጥቀማሉ።